ቀለልቲ ዝኮኑ ፅዕነት ዘለዎም ኣቅሓ ንምጉዕዓዝ እንጥቀመሎም ተሽከርከርቲ

ገዛ ንምስራሕ ወይ ከዓ ዉፅኢት ናይ እፅዋት ዝኾኑ ኣቁሑ ንምስራሕ ዘገልግልን ብተወሳኺ ክዓ ንምግቢ ካብ ዘገልግሉ ተኽልታት ዝሓዘ ምስሊ እዩ።